ኣብ ዓድና ከም ፍልፍል ኣታዊና እንጥቀመሉ ባህላዊ ሃይማኖታዊ ቅርስታት ኣለዉ፡፡ እዚ ኣብ እቲ ምስሊ እትሪእዎ ዘለኹም ሃይማኖታውን ባህላውን ቦታ ኣበይ ይርከብ?

ኣብ ዓለምና ቡዙሕ ዓይነት እንስሳ ዘቤትን እንስሳ ዘገዳማት ከም ዘለዉ ዝፍለጥ እዩ፡፡ እዚ ኣብ እቲ ምስሊ እንሪኦ ዘለና እንስሳ ዘገዳም እንታይ እናተባሃለ ይፅዋዕ? ብኣብዝሓ ከ ኣበየናይ ከባቢ ይርከብ?

ተፈጥሮ ካብ ዝዓደለትና ተፈጥራዊ ፀጋ እቲ ሓደ እዚ እትሪእዎ ዘለኩም ናይ መሬት ኣቀማምጣ እዩ። እዚ ናይ መሬት ኣቀማምጣ እዚ እቲ ሕዚ ዘለዎ ክቅፅል እንታይ ዓይነት ክግበረሉ ኣለዎ ኢልኩም ትሓስቡ ?

ሕጉሥ ዝኾነ ሥድራቤት መሠረት ልምኣትን ዕቤትን ሓንታሃገር እዩ ናይ ሓንተ ሃገር አቤትን ልምኣትን ዘረጋገጽ ሕጉሥ ዝኾነ ወለዶ ክፍጠርትኣሎ ዩ ሕጉሥ ዝኾነ ወለዶ ንክፍጠር ድማ ሥድራቤት ኣው ይእጀም ኣለዉ።

ትካላት ምህርቶም ግልጋሎቶምን ናብ ማሕበረሰብ ንምፍላጥ ኢሉ እውን ብቐሊሉ ካብ ካልእ ትካል ክፍለይ ዝገብር ዓይነት መለለይ ኣለዎ፡፡ እዚ ኣብ እቲ ስእሊ እንሪኦ ዘለና መለለይ ናይ መን ትካል መለለይ እዩ?

ካብ ዘመናዊ ሕክምና ብተወሳኺ ባህላዊ ሕክምና ከም ሓደ ፍታሕ ኮይኑ ዘገልግል ኮይኑ እዚ ኣብቲ ብስሊ እተሪእዎ ዘለኹም ባህላዊ ሕክምና ዘገልግል ዓይነት ተኽሊ ኣበይ ከባቢ ዝርከብ ይመስከሉም? ናይዚ ባህላዊ ተኽሊ እዙይ ሕብሪ ከ እንታይ ዓይነት እዩ ?

ኣብ ኣድና ዝተፈላለዩ ዓይነት ናይ ህንፃ ስራሕእቲ ዝሥርኁ ዘለዉ እንትኾኑ ካውዚኦም ሓደ ኣብ ከተማታት ምድዲእኦም ዘለና ናይ ሕንጻ ሥራሕት እዮም ኣብቲ ምስልይውን ከምድርእዮ ዘለና ናይ ሕንፃ ሥራሕ እቲ ብዘመናዊ መሣርሒ ብምሕገስ እናሠርኁ ይርከቡ።

ናይ ማይ መሠረተ ልምዓት ሓደ ኻብዞም ኣድለይትን ኣገደስትን ካብዝባሉ መሠረታዊ ልም ዓቲ ሓደ እንትኸውን እዝዉን ቅምሕድ ካውዝነዋሮ ባሃላዊ ወይ ከዓ ዘመናዊ ብዘይክኾነ መንገዲ ካም ንዘድኩሐሉ ዝነበርን ኣሠራርሕና ወፂእና ብዘመናዊ መንገዲ ሥርሕ ኣሎ::

ገዛውትን ህንፃታትን ንምስራሕ ዘገልግሉ ዘመናዊ ናይ ህንፃ መሳርሒ ኣቑሕታት ኣሎ፡፡ ካብዞም እዚኦም ሓደ ኣብ ምስሊ እትሪእዎ ዘለኩም እዩ፡፡ እዚ ኣብ እቲ ምስሊ እትሪእዎ ዘለኩም ዘመናዊ ናይ ህንፃ መሳርሒ እንታይ ይባሃል?

ትካላት ምህርቶምን ግልጋሎቶምን ንምልላይ ብዙሓት ዓይነት ሜላታት ይጥቀሙ እዮም። ካብዞም ሜላታት ሓደ ዝኾነ መፋለጢ ወይኸዓ ናይ ምልላይ ሥራሕ እዩ። ናይ ምልላይ ሥራሕ ግልጋሉትና ብሰፊሑ ናብ ሕብረተሰብ ክባፃሕን ከምኡውን ግልጋሎትና ሕብረተሰብ ክጥቀመሉ ዝገብር እዩ።

ኣብ ኣድና ብዙኃት ኣይነት ዘመናዊ መጓዓእዝያ ዘለዉ እንተኾኑ ካውዞም መጕዓእዚያ እዚዮም ኣብቲ ምስልን ርእዮ ዘለና መጕዓእዚ እዩ እዝ ኣብቲ መስሊን ነልግርዩ ዘለና መጕዓእሲ ሰባት ካብ ቦታ ናብ ቦታ ንምንቅሣቃስ ዝጠቕመና መንቅሣቃስ እዩ::

ኣኽበርቲ ሕጊ ሰላምን ፀጥታን ማ/ሰብና ውሑስ ኣብ ምግባር ዓብይ ግደ ኣለዎም፡፡ እቲ ኣብቲ ምስሊ ትሪእዎ ዘለኹም መኽበራይ ሕጊ እንታይ ዓይነት ዕጥቂ ተዓጢቑ ኣሎ? ኣብ ሰላምን ፀጥታን ሕ/ሰብና ዉሑስ ኣብ ምግባር ኸ እንታይ ዓይነት ግደ ኣለዎ?

ኣብ ዓድና ይኹን ኣብ ዓለምና ብዙኃት ኣይነት ኣትክልትን ኣኅምልትን ኣለዉ። ካውዞም ኣትክልትን ኣኅምልትን ሓደ ዝኾነ ኣብቲ ምስኒን ድእዮ ዘለናን ኢንዙሪ ናተ ብሃለ ኣይጽዋ እዙ ኢንዙር ዝበሃል ኣይነት ኣትክልቲ እዙይ ቀየህ ሕብሪ ዘለዎ ተኽል እዩ።

ኣብ ውሽጢ ኢትዮጲያ ዝተፈላለዩ ኣይነቲ ኃይማኖታት ዘለዉን ተኾኑ ካብዚኦም ሓደ ናይ ኦርቶዶክስ እምነት እዩ ።ኣብ ናይ ኦርቶዶክስ እምነት ዝተፈላለዩ ዓይነቲ ኽብረ ብዓላት ዘለዉን ተኾኑ ብሕይማኖት ደረጃ ዝኽበሩ ኽብረብ ዓላትውን ብዙኃት እዮም።

ኣዋልድ ዓድና ካብቶም ፀቢቖምን ማዕሪጎም ክርኣዩ ካብ ዝገብርዎም ነገራት ሓደ እዚ ኣብቲ ምስሊ እትርእይዎ ዘለኹም እዩ። እዚ ኣብቲ ምስሊ እትርእይዎ ዘለኹም መመላኽዕን መፀበቅን ኣበይ ክንረክቦ ንክእል?

ሕርሻ ካብቶም ዓንዲ ሑቐ ማሕበረ ሰብናን መሰረት ሂወትናን ካብ ልባሃሉ ናይ ስራሕ ዓይነታት ሓደ እዩ፡፡ ኣብዚ ምስሊ እዚ እንታይ ዓይነት ሜላ ተጠቂሞም እዮም ሕርሸኦም ዘካይዱ ዘለዉ?

ኣትክልቲን ፍራምረም ንወደሰብ ጥዕና ኣድላይን ኣገደስትን ዝበሃሉ ነገራት እዩም። እዞም ኣብቲ መስሊ ትርእዎም ዘለኩም ኣትክልቲን ፍራምረን እንታይ እዳተበሃሉ ይፅውዑ? ንወድሰብ ከ ዘለዎም ጥቅሚ እንታይ እዩ?

ብርክት ዝበሉ ናይ ገዛናይ ብሮን ኣቕሑድ ዘለዉ እንተኾኑ ኣብትምስምንርእዮ ዘለና ገኻኻ ኣብ ገዛና ይኹን ኣብ ቢሮና ንጥቀመሉ ዓይንት ኣቂሓዩ እዝ ኣቂሓ እሲ ሶፋ ናተባለ ይጽዋዕ እዙ ሶፋ እዙይ ከም መቐበል ይጋሻ ከም መደቀስውን ኣብ ገዛና ክምጥቀመሉ ንኽእል ኢና።

ኣዴታትን ጎርዘታትን ትግራይ ማዕሪገንን ወቂበንን ዝረኣይሉ ሓደ መግለፂ ባህልና ዝኮነ እዚ ኣብቲ ምስሊ እትርእይዎ ዘለኩም ናይ ቁናኖ ዓይነት እንታይ እንዳተባሃለ ይፅዋዕ?

ሰባት ባህሎም ፣ ዓዶም ከምኡ እውን ዝኽተልዎ ዓይነት እምነት ንምግላፅ ዝተፈላለዩ ዓይነት መጋየፂታት ይጥቀሙ እዮም ። እዚ ኣብ እቲ ስእሊ እትሪእይዎ ዘለኩም መጋየፂ እንታይ እናተባሃለ ይፅዋዕ?

ኣብ ዓድና ኢትዮጵያ ይኩን ኣብ ክልልና ትግራይ ቡዙሓት ገዳማትን ናይ ሃይማኖት ቦታታትን ኣለዉ፡፡ እዞም ገዳማት እዚኦም ፍልፍል ኣታዊ ናይ ሓንቲ ሃገር ኣብ ምኳን እንታይ ዓይነት እጃም ኣለዎም?

ደቂ ሰባት ዝመፅሉ ኸባቢ ኢሊ’ውን ሃይማኖቶምን ባህሎምን ንምፍላጥ ዝተፈላለዩ ዓይነት መጋየፂታት ይጥቀሙ እዮም፡፡ ካብዞም መጋየፂታት እዚኦም ሓደ እዚ አብቲ ምስሊ እትሪኢዎ ዘለኩም መጋየፂ እዩ፡፡ እዚ መጋየፂ እዚ እንታይ እናተብሃለ ይፅዋዕ?

ኣትክልትን ኣኅምልትን ኣብ ገዛና ይሆኑ ኣብ እዳጋ ብቐሊሉም ድረኸም ኣይነት ተኽልታት እንተኾኑ ካውዝዮም ንኣብነት ከም ጐዕ ፣ሽንጕርቲ፣ ድንጭ፣ ካሩት፣ ፃዕዳ ሹንጕርትን ኾሚደርን ይጥቀሱ እዮም።

ኣብ ዓድና ቡዙሓት ዓይነት መሰራተዊ ግልጋሎት ዝህቡ ትካላት ኣለዉ፡፡ ካብዞም ትካላት ሓደ እቲ ኣብቲ ምስሊ እንሪኦ ዘለና ትካል እዩ፡፡ ኣፍቲ ምስሊ እንሪኦ ዘለና ትካል እንታይ እንዳተባሃለ ይፅዋዕ? ኣሰራርሓ ናይቲ ትካል ኸ እንታይ ዓይነት ኣሰራርሓ እዩ? እቲ ትካል ንምስራሕ ኸ ዘድልዩና ነገራት እንታይ እዮም?

ሰባት ካብ ሕማሞም ንምሕዋይን ፍታሕ ንምርካብን ዝተፈላለዩ ዓይነት ባህላዊ ሕክምናታት ይጥቀሙ እዮም። እዚ ኣብቲ ምስሊ እዚ እንሪኦ ዘለና ባህላዊ ሕክምና እንታይ ዓይነት ባህላዊ ሕክምና እዩ?

ኣብ ዓለምና ይኹን ኣብ ሃገርና ዝተፈላለዩ ዓይነታት እንስሳ ዘቤታትን እንስሳ ዘገዳማትን ኣለዉ፡፡ ካብዞም እንስሳ ዘገዳማታት እዛ ኣብ ምስሊ ንሪኣ ዘለና እንስሳ ዘገዳም እንታይ ዓይነት እንስሳ ዘገዳም እያ?

ኣብ ዓድና ብዙሓት ዓይነት ሃይማኖታዊ በዓላት ከም ዘለዉ ዝፍለጥ እዩ። ኣብዞም በዓላት እዚኦም ማሕበረሰበና ይኹን ናይ ሃይማኖት ኣቦታት ብዙሓት ዓይነት ዓለባ ዓዲ ተኸዲኖም እዮም ብዓላት ዘብዕልዎ። እዚ ኣብቲ ምስሊ እትርእይዎም ዘለኹም ናይ ሃይማኖት ኣቦታት እንታይ ዓይነት ዓለባ ዓዲ እዮም ተኸዲኖም ዘለዉ?

ናይ ሓንቲ ዓዲ ሰላም ውሑስ ዝኸውን መክበራይ ሕጊ ስርሑ ብስነ ስርዓት ክሰርሕ ከሎ እዩ፡፡ እዚ አብቲ ምስሊ እትሪእይዎ ዘለኩም መክበራይ ሕጊ እንታይ ዓይነት ሕብሪ ዘለዎ ክዳን እዩ ተከዲኑ ዘሎ? አብ ኢዱ ሒዝዎ ዘሎ መሳርሒ ኸ እንታይ እናተብሃለ ይፅዋዕ?

ከምቲ ኣብቲ ምስል ን ድእዮ ዘለና ኣብ ሃገርናት ዘርከቦ መንግሥታዊ ትካላት ናይ በዕሎም ዝኾነ መለለይ ኣርማለኣለወንወን እንተኾና ኣብቲ ምስር ንድዕን ዘለና ዂለን ዓርባዕትይን ዩንበርስቲ ዝተፈለለይ ኣይነት መለለይ ኣርማ ኣለወን::

ብዘመናዊ ነልቀቕ ተሰሪሑ ንዕዳጋ ካብ ዝዋርብ ናይ ደቃንስትዩ ጫማ ሓደ ዝኾነ ኣብቲ ምስሊን ድእዮ ዝለና ጫማ ፈሊም ሕብሪ ዘለዎ ዓይነት ጻማእዩ እዝ ጫማ እዘይ ኣብ ማኸላይ እናይ እድሚ ክለ ዝርከባ ደቃንስትዎ ዝገብርዎ ዓይነት ጫማ እዩ።

እብ ዓለምና ይኹን አብ ዓድን ዝተፈላለዩ ናይ ገዛን ናይ በረኻን እንስሳትት አለው። ካብዞም እንስስታት ሓደ አብቲ ምስሊ ትሪእዋ ዘኹም እንስሳ አብ ምንታይ ትነብር? ዘለዋ ሕብሪ ከ ከመይ ዝበለ ሕብሪ እዩ? ምስ ሰባት ከ ተላሚዳ ክትነብር ትኽእል ዶ?

ኣብዚ ምስሊ እዙይ ክም እንሪኦ ዘለና ኣብዛሓ ኣብ ገዳማታት ትግራይ ዝርከብ ዓይነት ቅርሲታት እዮም። ብፍላይ ካዓ ኣብ ቤተክርስትያንን ኣብ ገዳማታትን ዝርከብ እዩ። እንታይ እንታይ ዓይነት ቅርሲታት እዮም ኣብዚ ምስሊ እዙይ ዝረኣዩ ዘለው?

ተርና ኢትዮጵያ ዝተፈላለዩ ዓይነት ታሪካውን ተፈጥራውን ቦታታት ዘለዉ እንትኾኑ ካብዚኦም ሓደ ኣብቱ ምስሊ ንርዮ ዘለና ኣብ ክልል ኣፋል ዝርከብ ፍሉይ ቦታ ኣፍዲራ ናተብሃለ ኣብ ዝፅዋዕ ቦታ ዝርከብ እዙይ ቦታ እዩ።

ኣትክልትን ኣኅመልትን ንወድ ሰብ ዝጠቅሙ እዮም እዚሆም ኣትክልትን ኣኅመልትን ከዓ ኣብ ዕዳጋ ብቐሊሉን ረኽቦም ኢና ኣብ ዕዳጋ ብቐሊሉን ረኸቦም ኣይነት ኣትክልተን ኣኅመልትን ሓደ ቆስጣ ከምውን ሰላጣ ይጥቀሱ እዮም።

ኣብ ዓለምና ወዲሰብ ንምዝንጋዕ ካብ ዝጥቀመሎም ነገራት ሓደ ሙዚቃ እዩ። ሙዚቃ ንምስራሕ ድማ ናይ ሙዚቃ መሳርሒ ናይ ግድን እዩ። ኣብቲ ምስሊ ንሪኦ ዘለና ናይ ሙዚቃ መሳርሒ እንታይ እናተበሃለ ይፍለጥ?

ቋንቋ ትግራይ ንክዓብን ንክምዕብልን ካብኡ እውን ካብ ዓድና ሓሊፉ ብዓለም ደረጃ ንክፍቶን ንክፍለጥን ካብ ዝገብሩ ከየንቲ ትግራይ ሓደ እዩ፡፡ እዚ ኣብ እቲ ምስሊ እትሪእዎም ዘለኩም ከያኒ መን ይባሃል?

አብ ዝተፈላለዩ ከባብታት ዝርከቡ ንባህልናን ንእምነትናን ዝገልፁ ዓይነታት ቅርስታት አለው። ካብዞም ዓይነታት ቅርስታት ሓደ እዚ አብቲ ምስሊ እንሪኦ ዘለና ቅርሲ እዩ። እዚ ቅርሲ እዚ ነየናይ እምነት ዝውክል ይመስለኩም?

ብኣብዝሓ ኣብ ገዛና ዝርከብ ናይ ምግቢ ውፅኢትን ከምኡ እውን ማይ ሓዊሱ ንምዝሓልን ነዊሕ ግዜ ከይተበላሸየ ክፀንሕ ዝገብረልና ዘመናዊ መሳርሒ እዩ። እዚ መሳርሒ እዚ እንታይ ብምባል ይፅዋዕ?

ዘመናዊ መልቀ ተዳልዮም ንኅብረት ሰማ ገልጋሉት ካብ ልህቡ ዘመናዊ ማሽናት ሓደ ዝኾነ ኣብቲ ምስምን ርዮ ዝለና ዘመናዊ ናይ ሕርሻ መሣርሕ እዩ ።እዙይ ናይ ሕርሻ መሣርሕ እዙይ ብዙኅ ጥቕሚ ዘለዎ እንትኻውን ብዘመናዊ መልክዑ ሕርሻና ንምከያድ ይጠቕመና።

ፍትካላት ኣርሶ ሜላ ግልጋለቶምን ምልላይካዊ ዝጥቃሙሎም ነገራት ሓደ ዝኾነ ናይ ምለላይ ሥራሕ እንትኸውን፤ ኣብቲምስርን ርእዮ ዘለና ናይ ሓደ መዝናነተካል መላለይ እዩ።

አብ ጥንታዊ ስልጣን ኢትዮጵያ ዓብይ ዕጫን ካብ ዘለዎም ሰባት ሓደ እዚ አፍቲ ምስሊ እንሪኦ ዘለና ሰብ እዩ፡፡ እዚ አፍቲ ምስሊ እንሪኦ ዘለና ሰብ መን ይበሃል?

መሰረታዊ ግልጋሎት ወይ ድማ መሰረታዊ ልምዓት ንወድስብ አድላይ ካብ ዝበሃሉ ነገራት ሓደ እዩ። እዚ አብዚ ምስሊ ንሪኦ ዘለና መሰረታዊ ልምዓት ወይ ከዓ መስረታዊ ግልጋሎት እንታይ ዓይነት መስረታዊ ግልጋሎት እዩ?

መብዛሕትኡ ግዜ ምህርትና ግልጋሎትናን ከምኡ እዉን ሓበሬታ ናብ ሕብረተሰብ ንምምሕልላፍ ብዙሕ ዓይነት መፈላጢ ወይ ድማ ሜላታት ንጥቀም ኢና። እዚ እንጥቀሞ ሜላ ኣብ ማሕበረሰብና ዓይነት ፀቕጢ ይፈጥር ?

ብዘመናዊ መልክ ኸም ጥቀ መሎም መጋይ ጸት ሓደ ዝኾነ ነፋሒቶ ዝተፈላለይ ኅብሪ ዘለዎ እንትኻውን እዝ ዝተፈላለይ ኅብሪ ዘለዎ ነፋሒቶ እዙይ ጌዛናን ጕዳይናን መዓሪጉን ጸቢቖን ኽእል ካውዝገብሩና መጋይ እዝታትሓደ እዩ።

ደቂ ሰባት ዓቕምና ንምፍታንን ከምኡውን ዓርስና ንምዝንጋዕን ካብ እንጥቀመሎም መሳርሕታት ሓደ እዚ ኣብ እቲ ምስሊ ንሪኦ ዘለና መሳርሒ እዩ፡፡ እዚ መሳርሒ እዚ ንምንታይ ይጠቅም?

ባንዴራ መለለይ ናይ ሓንቲ ዓድን ማሕብረሰብን እዩ። እዙይ ኣብቲ ምስሊ እትርእይዎ ዘለኹም ባንዴራ ናይ መን ዓዲ ባንዴራ እዩ? ኣብቲ ባንዴራ ዝርኣ ዘሎ ሕብርታት ክንደይ እዮም? እቶም ሕብርታት ከ እንታይ ዓይነት ሕብርታት እዮም ዘለዉ?

መንገዲ ንሕብረተሰብና ኣድላይ ካብ ዝብሃሉ መሰረተ ልምዓት ሓደ እዩ። እዚ መሰረተ ልምዓት እዚ ንሕብረተሰብና ዝህቦ ግልጋሎት እንታይ እዩ? መንገዲ እንተዘይህሉ ኸ ኣብ ሕብረተሰብና ዝፍጠር መሰረታዊ ፅዕንቶ እንታይ እዩ ኔሩ?

መጽሓፍ ቅዱስ ኣብ ብዙኃት ገዳማትን ኣብ ብዙሓት ቤተ እምነታትን ይርከብ፡፡ እዚ ኣብቲ ምስሊ ንርእዮ ዘለና ኸም መትሐዚ መጽሓፍ ቅዱስ ኾይኑ ዘግልግለና ኣቕሓ እንታይ እናተባህለ ይጽዋዕ? ዝስራሐሉ ኸ ካብ ምንታይ እዩ?

ሥድራ ቤት ንሓንቲ ዓዲ መዕባለ ኣውዪዕጃም ዘለዎ እንትኸቡን ኣብቲ ምስልን ርእዮም ዘለና ብዓለባታት ዓዲ መኣሪጎም ርዮም ዘለና ሥድራቤት እዮም እዞም ሥድራቤት እዚዮም ዓለባታት ዓዲ ዝተኸደኑ እንትኾኑ ፃዕዳን ቈፃልን ሕብሪ ዘለዎ ዓለባ ዓዲ ተኸዲኖም ኣለዉ::

ዘመናዊ መሣርሕ ካብ ዝባሉ ነገራት ሓደ ዝኾነ ሚትር ንስተፈላለዩ ነገራት መእቀንን መለክቕን ጠቀመሉ እንትኸውን ኣብ ዝተፈላለዩ ሥራሕቲ ኸዓ ኸም መሣርሕ ኾይኑ የግልግል::

ኣብ ንነብረሉ ዓዲ ማሕበረሰብና ዝተፈላለየ ዓይነት ሃይማኖታት እዩ ዝኽተል ።እዚ ኣብቲ ምስሊ ትርእይዎ ዘለኹም ማሕበረሰብ ናይ ምንታይ ዓይነት ሃይማኖት ተኸታሊ እዩ? ዝፍፅምዎ ዘለዉ ተግባር ኸ እንታይ ዓይነት እዩ?

ኣብ ዓድና ኢትዮጵያ ይኹን ኣብ ክልልና ትግራይ ዝተፈላለዩ ዓይነት ናይ ሙዚቃ መሳርሕታት ኣለዉ። ካብዞም መሳርሕታት ሓደ እዚ ኣብቲ ምስሊ እንሪኦ ዘለና እዩ። እዚ ኣብቲ ምስሊ እንሪኦ ዘለና መሳርሒ ሙዚቃ እንታይ ዓይነት ድምፂ ኣለዎ?

አብ ከባቢና ቡዙሕ ዓይነት ናይ ህንፃ ስራሕቲ አሎ፡፡ ካብዞም ናይ ህንፃ ስራሕቲ ሓደ እዚ ቀፂልኩም አብቲ ምስሊ ትሪእይዎ ዘለኹም እዩ፡፡ እዚ አብቲ ምስሊ እዚ ትሪእይዎ ዘለኹም ናይ ህንፃ ስራሕቲ ንምስራሕ እንታይ እንታይ ዘድልዩና ይመስለኩም?

ሓበሬታ ንምርካብን ከምኡ እውን ሓሰብካ ንምግላፂን ካብ ንጥቀመሎም መራከብቲ ሓፋሽ ሓደ እቲ ኣብቲ ምስል ትርእዎ ዘለኩም መረከብ ሓፍሽ እዩ፤ እዚ ኣብቲ ምስሊ ትርእዎ ዘለኩም መረክብቲ ሓፋሽ እንታይ እዳተባሃለ ይፅዋዕ?

ሕርሻ ንምዝማንን ሓረስታይና ንምሕያሽ ዝግበሩ ፃዕርፈታት ኣለዉ:: ካብ እዞም ፃዕርታት እዝኦም ሓደ ኣብቲ ምስሊ ትርእይዎ ዘለኩም ኣብ እዚ ምስሊ እዚ እንታይ ዓይነት ተግበራት እዮም ዝፍፀሙ ዘለው?

ሓበሬታ ብጽሑፍ መልክሮና ኅብረት ሰብና ዝመሃላለፈሉ መንገዲ እዩ ጋዜጣ እዝ ኣብቱ ምስምን ርእዮ ዝለና ዓልዲስ ልሳን ዝብሃል ጋዜጣ ንኅብረት ሰብና ሓድሽን መረዳእታ ኣምምኅደላፍ ዓዊ ዕጃም ዘለዎ ኣይነት ጋዜጣ እዩ።

ዓንዲ ሕቆን መሰረት ናይ ሓንቲ ሃገር እዩ። እቱይ ኣብዚ ምስሊ እንርእዮ ዘለና ናይ ስራሕ ዓይነት እንታይ ዓይነት ስራሕ እዩ? ኣብዚይ ስራሕ እዙይ ዝፈርዩ ዓይነታት ፍራምረታት ናይ ሕርሻ ውፅኢታት እንታይ ዓይነት እዮም?

ኣትክልትን ኣሕምልትን ንደቂ ሰብ ጥዕና ብዙሕ ዓይነት ጥቅሚ ኣለዎ ።እዚ ኣብቲ ምስሊ እንሪኦ ዘለና ኣትክትን ኣሕምልትን እንታይ እንዳተባሃለ ይፅዋዕ? ትሪእይዎ ዘለኩም ናይ ኣትክልትን ኣሕምልትን ሕብሪ ከ እንታይ ዓይነት ሕብሪ እዩ?

ኣብ ዓድና ኢትዮጵያ ከምኡ እውን ኣብ ክልልና ትግራይ ናይ ዝተፈላለዩ እምነታት መራሕቲታት ኣለው። ካብዞም ናይ ዝተፈላለዩ እምነታት ሓደ እዚ ኣብቲ ምስሊ እትርእይዎ ዘለኩም ኣቦ እዮም። ከምቲ ኣብቲ ምስሊ ዝረአዩ ዘሎ እዞም ኣቦ እዚኦም ናይ ኣየናይ እምነት መራሒ ይመስለኩም?

ደቂ ሰባት ባህሎምን ዓዶምን ኢሉ’ውን ሃይማኖቶምን ካሊእ ማሕበረሰብ ንምምልላይ ዝተፈላለዩ ዓይነት መጋየፂታት ይጥቀሙ፡፡ ካብዞም ዝጥቀሞም መጋየፂታት ሓደ እዚ ኣብቲ ምስሊ እንሪኦ ዘለና መጋየፂ እዩ፡፡ እዚ ኣብቲ ምስሊ እዚ እንሪኦ ዘለና መጋየፂ እንታይ ይበሃል?

መጽሕፍትን ጋዜጣን ንመንበባዊ መሓበረ ሰብ ተሓቲሙ ብፁሒፍ መልክዑ ዝቐርብ እንትኸውን ዝተፈላለዩ ኣይነት ዜና ከምውን ሓበሬታን ብጽሑፍ መልክዑ ተጽሒፉ ናሕብረት ሰብ ዝቐርበሉ ኣይነት መንገድ እዩ::

ሰባት ሓበሬታ ንዝረክቡሉ ከምኡ እውን ሓሳቦም ዝገልፅሉ ብዛሓት መራከብቲ ሓፋሻት አለው፡፡ ካበ እዞም መራክብቲ ሓፋሻት እዚኦም ሓደ አብቲ ምሰሊ እንሪኦ ዘለና እዩ፡፡ እዚ አበቲ ምስሊ እንሪኦ ዘለና መራከቢ ሓፋሽ እንታይ እናተባህለ ይፅዋዕ?

ከምቲ ኣብቲ ምስሊ ትሪእዎ ዘለኹም ብባህላዊ ዓለባታት ትግራይ ወቂቦምን ማዕሪጎምን ባህላዊ ትልሂት ትግራይ ይላሃዩ ኣለው፡፡ እዚ ዝለሃይዎ ዘለው ባህላዊ ትሊሂት እንታይ ብምባል ይፅዋዕ ?

ሰባት ሓሳብና እንገልፀሉ ከምኡውን ሓበሬታ እንረክበሉ ዝተፈላለዩ ዓይነት መራከቢ ሓፋሽ ኣለው። ካብዞም መራከብቲ ሓፋሽ ሓደ እዙይ ኣብ ትምህርቲ ደረጃ መራከቢ ሓፋሽ እዩ። እዙይ መራከቢ ሓፋሽ እዙይ እንታይ ብምባል ይፅዋዕ?

ሰባት ኣብ መርዓ ኣብ ክርስትና ዝተፈላለዩ ጉዳያት ጉዳዮሞ ፀቡቁን ማዕሪጉን ንከዉዒል ዝጥቀምዊሞ ዓይነት መጋየፂታት ኣለዉ። እዚ ኣብቲ ምሰሊ አንሪኦ ዘለና ዓይነት መጋየፂ ሕቡሩ እንታይ ዓይነት እዩ?

ሓበሬታን ውሽጢ ዓድን ወፃእን ብቀሊሉ ንረክበሉ መራከቢ ሓፋሽ እዩ። ካብቶም መራከብቲ ሓፋሽ ሓደ እዙይ ኣብዚ ምስሊ እትርእይዎ ዘለኩም መራከቢ ሓፋሽ እዩ። እዙይ መራከቢ ሓፋሽ እዙይ እንታይ እናተባህለ ይፅዋዕ?

ኣብ ዓድና ካብ ዝረከቡ ንሕዝቢ ትራ መጓዓዝያታት ሓደ ዝኾነ እዚ ኣብቲ ምስእዙይ ንርእዮ ዘለና ተሽከርካሪ እዩ እዝ ተሽከርካሪ እዙ ካብቦታ ናብ ቦታ ንምጕዕዓዝ ይጠቅመና።

ኣብ ዝተፈላለየ ዓይነት ስራሕ ዝነጥፉ ሰባት ምህርቶምን ግልጋሎቶምን ንምልላይ ዝተፈላለየ ዓይነት መንገዲ ይጥቀሙ፡፡ ካብዞም መንገድታትን ሜላታትን ሓደ ዝኾነ እቲ ኣብቲ ምስሊ ትሪእዎ ዘለኹም ሜላ እዩ፡፡ እዚ ሜላ እዚ እንታይ ብምባል ይፅዋዕ እንታይ ጥቕሚ ከ እኒአዎ?

ኣብ ኣድና ዝተፈላለዩ ብምግሥታውን ዘይመንግሥታዊ ንትካላት ኣለዉ እዚዮም ተካላት እዚኦም ኣሰም ምህርቶምን ግልጋሎ ተምኒ ምል ላይ ዝተፈላለዩ ኣይኖት ሚላታት ዝጥቀሙን ተኾኑ ካውዞም ሚላታት እዚኦም ሓደ ናይ ምልላይ ሥራሕቲእዩ።

ካ ዝተፈላለዩ ዓይነት ብሂር ብሔረ ሰባት ዝርከቡ እንተኾኑ እዞም ማሓበረ ሰባት እዚኦም ናይ ባዕሎም ዝኾነ ባህሊ ናይ ጸጕሪ ቊናኑ ይጥቀሙ እዮም ኣብቱምስሊ ንርእዮ ዘለና ኣብ ማሓበረ ሰብ ኃመል ቊናኑ ዓይነት እዩ።

ሰባት ናብረኦም ንምዝማን ኢሉ እውን ካብ ቦታ ናብ ቦታ ንምግዓዝ ዝተፈላለየ ዘመናዊ መጎዓዝያ ይጥቀም። ካብዞም ዘመናዊ መጎዓዝያ ሓደ እዙይ ኣብ ምስሊ እንርእዮ ዘለና ዘመናዊ መጎዓዝያ እዩ። እዙይ መጎዓዝያ እዙይ እንታይ ይብሃል?

ኣብ ከባቢና ብዙሓት ዓይነት ምግብን መስተን ኣለው፡፡ ካብዞም ምግብን መስተን ከዓ እዚ ኣብቲ ምስሊ ንሪኦ ዘለና ቤት መስተ ሓደ እዩ፡፡ ኣብዚ ቤት መስተ እዚ እንታይ ዓይነት ግልጋሎት ንረኽብ?

ደቂ ሰባት መሰረታዊ ድሌቶም ንምምላእን ንምዝንጋዕን ዝከድሉ ዓይነት ቦታ እዩ። እዙይ ኣብቲ ምስሊ እትርእይዎ ዘለኩም ቦታ እንታይ ዓይነት ግልጋሎት ይህብ ኢልኩም ትሓስቡ?

ተምሃሮ ብንቃሓት ትምህርቶም ንኽከታተሉ ኣድላይትን ዝብሃሉ ነገራት ክማልኦሎም ኣለዎም ካብዚኦም ሓደ ዲቪዛ እዩ ኣብቲ ምስሊ ትርእይዎም ዘለኹም ተምሃሮ ጌሮሞ ዘለዉ ዲቪዛ እንታይ ዓይነት ሕብሪ ኣለዎ?

ማሕበረሰብና ናብርኡን ምምሕያሽ ዝተፈላለየ ስራሕቲ ይሰርሕ። ካብዞም ስራሕቲ እዚይኦም ሓደ እዙይ ኣብዚ ምስሊ እንርእዮ ዘለና ስራሕ እዩ። እዙይ ኣብዚ ምስሊ እንርእዮ ዘለና ስራሕ እንታይ ዓይነት ስራሕ እዩ?

ኣብ ኣድና ብዙሓት ኣይነት ኣሠራርኀ ገዛዊቱ ዘለዉም ትኹም ኣብ ከተማታትኻ ብሱሓት ኣይነት ኣሠራርሓ ገዛውቲ ኣለዉ ካውዚኦም ሓደ እዝ ኣብቶምስር መብልዮ ዘለና ገዛን ትኸውን ብደገብ ምስ ተፈላለዩ ዓይነት ሕብሪ ዘለዎም መመላኽእታት ይመላኻትእዩ።

ብዙሓት ኣብ ትግራይ ዝርከቡ ቤተ እምነታት ኣዝዩ ኣብ ኣፀጋሚ ኣብ ዝበሃል ናይ መሬት ኣቀማምጣ ዝተሰርሑ እዮም። እዚ ቀፂልኩም ኣብዚ ምስሊ ትርእይዎ ዘለኹም ቤተ እምነት ኣብ ከመይ ዝበለ ናይ መሬት ኣቀማምጣ ዝተሰረሐ እዩ?

ኣብ ዝ ኸ ዝእወን ብዘመናዊ መልከ ተዳልዮም ናዕዳጋ ካውዝዕርቡ ላይ መጋይጺ ኣይነታት ብዝ ለዓለ ብተፈጥራ መንገዲ ዘዘጋጅዉን ዘዳለን ኣይነት መጋይታት ብዙኅጠውመለዎም ካውዚኡም ሓደኸዓ ዕርድእዩ ዕርዲ ንሰብነትና ይኹን ነጠዕናና ጠቃሚ እዩ።

ኣብ ዓድና ብዙኃት ኣልኮላውን ልሱሉስን መስተ ዝርከቡ እንተኾኖ ኣብቲ ምስርን ርእዮም ዘለና ዝተፈላለይ ኅብሪ ዘለዎም ኣልኮላዊ መስተ እዮም እዙ ኣልኮላዊ መስተ ዳንኪራ እናተብሃለ ይፅዋዕ።

ኣብ ዓለምና ቡዙሓት ዓይነታት እንስሳታት አለው፡፡ እዞም እንስሳታት ከዓ አብ ክልተ መቂልና ንሪኦም፡፡ እንስሳ ዘቤትን እንሰሳ ዘገዳማትን፡፡ እዚ ኣብ እቲ ምሰሊ እንሪአ ዘለና እንሰሳ ኣበየናይ ክፍሊ ትምደብ?

ብበህላዎን ብዘመናውን መድቀ ተዳልዮም ናብ ዕዳጋ ካብ ዞቐርቡ ዓይነታት መስተሓደ ኣረቂ እዩ ኣረቂ ብዙኃጥ ሰባት ትፍላይኻ ከባብታት ገጠር ብዓብሰሓ ተለመደን ሥተን ኣይነት መስተን እዩ ተበጺሒኻ ጕዱኣተለ ዝዛይደ እዩ።

ሰባት ንምዝንጋዕን መሰረታዊ ድሌታቶምን ንምምላእን ካብ ዝከድሎም ቦታታት ሓደ እዚ ኣብዚ ምስሊ እትርእይዎ ዘለኩም ቦታ እዩ። ኣብዚ ምስሊ እዙይ እንታይ ዓይነት ኣቁሑታት እዮም ዝርኣዩ ዘለው?

ኣንሽቲ ዓድና መጋየፂ ካብ ዝጥቀምሎም መጋየፂታት ሓደ ወርቂ እዩ። ወርቂ ብጣዕሚ ክባር ካብ ዝበሃሉ ክባር እንትኸውን ከዚ ንዘሎ ዕዳጋ ክሳብ ክንዳይ ዘኣኽል ይሽየጥ ?

ኣትክልትን ኣኅምልትን ንወዲ ሰብ ብዙኃት ጥቕምን ራብኃን ዘለውን እንተኾና ኣብቲምስን ርየን ዘለና ኣትክልትን ኣኅምልትን ንኣብነት ሙስ ማንጎ ኣብካዱን ፋፋይን ካብዞም ኣትክልተን ኣኅምልትን ይጥቀሱ እዮም ::

ኣትክልትን ኣሕመልትን ታይኣይነት ጥቕሚ ንወዲ ሰብ ሂቡ ከም ዝፍለጥ ኣትክልትን ኣሕምልትን ዝበሃሉ ኣይነታት ተኽሊ ንኣብነት ኣብካዶ ሙዝ ኣራንሽ ዘይቱንን ዝኣመሰሉን ኣካዋቢናን ኣብ ዓድናን መቐዲሉ ሩከቡ ዓይነት ተኽልታትን ተኾኑ ኖድ ሰብለ ዓዚዩ ልዑል ዕጃም ዘለዎ ጥቅሚኣለዉ።

ኣብ ዓድና ባህሎምን ቋንቋኦምን ኣብ ምልላይ ዓበይ ግደ ካብ ዘለዎም ከየንቲ ትግራይ ሓደ እዩ። እዚ ቀፂልና ኣብቲ ምስሊ እንርእዮ ዘለና ከያኒ ሽሙ መን ይባሃል?

ዓንዲ ሑቐ ማሕበረሰብናን ዓድናን ዝኾነ ሕርሻ ንምምሕያሽ እንታይ ዓይነት ሜላ ክንጥቀም ኣለና ኢልኩም ትሓስቡ? ካብዚ ምስሊ እዚ ኸ እንታይ ትርድኡ?

ኣዴታትን ጎርዞታትን ትግራይ ብኣብዝሓ ንመጋየፂ ዝጥቀሙሉ ከምኡ እዉን ማዕሪገንን ፀቢቐንን ክርኣያ ዝገብር ባህሊ ኣብ ምልላይ ዓብዪ እጃም ዘለዎ ኣብዚ ምስሊ እዚ እንሪኦ ዘለና መጋየፂ እንታይ ብምባል ይፅዋዕ?

ገዛና ማዕሪጉን ፀቢቁን ንክርአ ዝገብረልና ከመኡ እውን ከም መቀበሊ ኣጋይሽ እንጥቀመሉ ከም መቀመጢ ኣብ ገዛና እንጥቀመሉ ዓይነት ናይ ገዛ ኣቅሓ እዩ። እዚ ኣብቲ ምስሊ እትሪእዎ ዘለኩም ናይ ገዛ ኣቅሓ እንታይ ብምባል ይፅዋዕ?

ኣብ ኣድማ ዝተፈላለዩ እንስሳ ዘቤትን እንሳ ዘገዳማትን ዘለዉን ትኾኑ ካውዞም እንሳ ዘቤትን እንሳ ዘገዳማትን ዝኾነት ሓንቲ ህበይ እያ ኣብትምስን ርያ ዘለና ህበይ ዝተፈላለዩ ነገራት ንምግብልነ ዘጥቀም እንት ኸውን ከብ ሙዝን ዝተፈላለዩ ነገራትን ተበለአ እያ።

ዘመናዊ ማሽናት ሥራሕና ቐሊን ይገብሩናዮ ካውዞም ዘመናዊ ማሽናት ሓደ ኣብተምስን ድዑ ዘለና ማሽን እንት ኸውን እዝ ማሽን እዙይ እንጨይትን ዝተፈላለዩ ነገራትን ንምቑራጽ ይጠቕመና እዩ።

ካብ እዞም ዘመናዊ መራከብቲ ሓፋሽ ተባሂሎም ካብ ዝፅዉዑ ሓደ እዚ ኣብ እቲ ምስሊ ትሪእዎ ዘለኩም እዩ። እዚ ኣብዚ ምስሊ ትሪእዎ ዘለኩም ዘመናዊ መራከብቲ ሓፋሽ እንታይ ዓይነት እዩ?

አብ ቡዛሓት ዓይነት ስራሕ ዝነጥፉ ሰባት፣ ምህርቶምን ግልጋሎቶምን ንማሕበረሰብ ንምፍላጥ ዝጥቐምሉ ዓይነት ሜላ አሎ። እዚ ቀፂልና አብቲ ምስሊ እንሪኦ ናይ ምልላይ ስራሕ እንታይ እናተባህለ ይፍለጥ?

ሰባት ኣርሶምን ሥድራ ቤቶምን ኢሉዉን መሠረታዊ ድሊቶ ኣቶምን ንምምላእ ካው ዝኸዱሎምንካዊዝጥቀምሎም ወታታ ተሓደ ዝኾነ ቤት ምግብን መስተን እዩ ኣብዙይ ኣብቲ ምስሪ ኣብ ዝርዮ ዘለና ቤት ምግብን መስተን ዝተፈላላይ ኣይነት ግልጋሉት ንረክብ ኢና።

ካብቶም ዘመናዊ ተባሂሎም ካብዝሕሰብ ዓይነት ጫማታት ሓደ እንትኸዉን ንኣወዳት ተባሂሎም ካብ ዘዳለዉ ጫማታት ሓደ እዮ እዙ ኣብቶምስም ድዮ ዘለና ጫማ ፃዕዳን ጸሊምል ሕብሪ ዘለዎ እንትኸውን ዘመናውን ምችውን እዩ።

አብ ክልልና ትግራይ ኢሉ እውን አብ ሀገርና ኢትጲያ ዝተፈላለዩ ገዳማት አለው ካብዞመ ገዳማታት እዞኦም ሓደ አብዚ ምሰሊ እትሪኢዎ ዘለኩም እዩ፡፡ እዚ አብዚ ምስሊ እተሪኢዎ ዘለኩም ገዳም አበየና ከባቢ ዝርከብ ገዳም እዩ?

ኣብ መራኸብቲ ሓፋሻት ብዙሓት ዓይነት ጉዳይ ፖለቲካታት ይለዓሉ እዮም። እዚ ካፍቲ ምስሊ ቀፂልና ንሪኦ ዘለና መራኸቢ ሓፋሽ እንታይ ዓይነት ፖለቲካዊ ዛዕባ እዩ መልእኽቲ ዘሕልፍ ዘሎ?

ኸዚ ኣብ ዘለናሉ እዋም ብዙኃት ኣይነት መኃበራዊ ሚዲያታትን መረኸብቲ ሓፋሻትን ኣለዉ ዞም መሃበራዊ ሚዲያታትን መራኸብቲ ሓፋሻትን ንሕዝብና ስፁይ ኃበሪታ ኣመበጻሕ ኣብይ ግደ ኣለዉ።

ከም ዝፍለጥ ኣብ ትግራይና ብዙሓት ዓይነት ባህልና፣ ቋንቋና ፣ሃይማኖትና ዝገልፁ ናይ ትልሂት ዓይነታት ኣለዉ። ኣብዚ ምስሊ እዚ እንሪኦ ዘለና ናይ ትልሂት ዓይነት ኣበየናይ ከባቢ ዝዝዉተር እዩ?

ኣብ ዓድና ዘመናዊን ባህላዊን መጕዓ እልያ ዘለዉን ተኾኑ ካውዞም ባህላዊን እብሎም ሓደ ንንሳ ዘበት ዝኾነት ኣድግያ ኣድጊ መጕዓእዚ ካም ጥቀመሎም ንንሳ ዘቤታት ሓደ እያ::

ብዘመናዊ መልክዕ ተሰሪሖም ናብ ዕዳጋ ኻውዝዕሉ ዘመናዊ ማሽናት ሓደ ዝኾነ ኣብተምስሉ ድዮ ዘነና ማሽን ዝተፈላለይ ወራቕቲ ንምሕታምን ንምጽሓፍን ይሕግዘና::

ኣብ ዓድና ብዙኃት ዓይነት ሉስሉስን ኣልኮላዊ መስተን ዘለዉ እንተኾኑ ኣብቲ ምስልን ርእዮ ዘለና ኣልኮላዊ መስተ ቡራ ሓበሻና ተውሃለ ኣይፅዋቕ እዙይ መስተ እዙይ ካውዓሰተ ሸሞንተ ዓመት ብለዓል ዘለዉ ሰባት ጥራሕ ዝተቀምዎ ኣይነት ምስተይ እዩ::

ኣትክልትን ኣሕምልትን ንጥዕናና ጠቃምቲ ከም ብተወሳኪ ኣብ ውሽጡ ቡዙሓት ዓይነት ትሕዝቶ ኣለዎም፡፡ ካብዚኦም ሓደ ድማ ኣብቲ ምስሊ እንሪኦ ዘለና ድማ ዘይትሁን እዩ፡፡ ዘይትሁን ካብ እቶም ኣትክልትን ኣሕምልትን ሓደ እንትከውን ንወዲ ሰብ ጥዕና ድማ ጠቀሚ እዩ፡፡ ኣብ ውሽጡ ዘለዎ ትሕዝቶ ከ እንታይ እዩ?

መጋይፂ ናይሓንቲ ኣዲ ኃይማኑት ባህልን ዝውክል እዩ እዙ ኣብቲ ምስልን ርእዮ ዘለና መጋይጺ ኣብ ብዙኃት ዓደታት ዝተደመደ እንተኻውን ናይ ባዕሎም ንኾነ መግለጺ ባህልይውን እዩ።

መጽሓፍ ንመንበባይ ምሓበር ሰምና ብጽሑፍ መልክዑ ዝቐረፍ እንትኻውን ዝተፈላለዩ ኣይነት መጽሓብቲውን ኣለዉ ኣብቲ ምድርንርእዮ ዘለና ልቢ ወለድ መጽሓፍ ብደራሲ ኣለማዮው ገብረ ሕይወት ተደሪሱ ዝቐረበ መጽሓፍ እዩ።

ኣብ ዓለምና ብፍላይ ክዓ ኣብ ዓድና ኢትዮጵያ ከም ፍልፍል ኣታዉን ከም መግለፂ ባህልናን እንጥቀመሉ ዓይነት መስተ እዩ። እዚ ኣብቲ ምስሊ እንሪኦ ዘለና ዓይነት መስተ እንታይ ዓይነት መስተ እዩ?

ብዘመናዊ መልክዑ ን ደቃንስቶ ተሓሲቡ ካብል ሠርሕ ጫማታት ሓደ ዝኾነ ኣብቲ ምስል ንድልእዮ ዘለና ጫማ ጸሊምን ፃዕዳን ኣይነት ኅብሪ ዘለዎ ትኸውን እዙ ጫማ እዘይ ብፍላይኻ ኣብ ማኻላይ ናይ እድሚኽል ዝርከቡ ደቃንስትዮ ዝገብርዎ ኣይኖጻማ እዩ።

ብዘመናዊ መልከ ተዳልኦም ኣብ ዕዳጋ ካብ ልሽወጡ ዘመናዊ ናይ ቴክሎሎጅ ውፅኢታት ካብ ዝኾነ ሓደ እቲ ኣብቶምስልን ዲኦ ዝለና ማሽን እዩ እዝ ማሽን እዙይ ንመቝረጺን ንመጥሐንን ዝተፈላለዩ ናይ እንጨት ውፅአ ኢታት ዝጠቕመና እዩ::

ኣብ ዓድና ኢትዮጵያ ኢሉ እዉን ኣብ ክልል ትግራይ ባህልናን ሃይማኖትናን ንምንፅብራቕ ንጥቀመሎም ዓይነት መጋየፅታት ኣለዉ። ካብዞም መጋየፅታት እዚኦም እዚ ኣብቲ ምስሊ እትሪእዎ ዘለኹም እዩ። እዚ ኣብቲ ምስሊ እዚ እትሪእዎ ዘለኹም መጋየፂ እንታይ ይብሃል?

ሰባት መሰረታዊ ድሌቶም ንምምላእ ካብ ዝኸድዎም ቦታታት ሓደ ቤት ምግብን መስተን እዩ። ኣብዚ ኣብቲ ምስሊ እንሪኦ ካብ ዘለና ቤት ምግብን መስተን ኣብ ኣፍ ደገ እቲ ቤት ምግብን መስተን እንሪኦ ዘለና ተኽሊ እንታይ ዓይነት ተኽሊ እዩ?

ኣብ ከባቢና ይኹን ኣብ ዓድና ብቐሊሉ ንረኽቦም ንኽእልን ንሪኦምን እንስሳ ዘቤትን እንስሳ ዘገዳማትን ኣለው፡፡ ካብዞም እንስሳ ዘገዳማት ሓደ እዛ ቀፂላ ኣብዚ ምስሊ ትሪእዋ እንስሳ እያ፡፡ እዛ እንስሳ መን ትባሃል?

ተፈላለይኣብ ኣድና ዝርከቡ መንግሥታውን ዘይመንግሥታውን ትካላት ኣርሶንን ግልጋሎቶምን ሕብረሰብ ናብ ምልላይ ዝካብ ዝጥቀሙሎም ነገራታደ ኣርማ እዩ ኣብቲ ምስርን ርእዮ ዘለና ኣርማ ናይ ዳንጎተይ ዝበሃል ቲካል መለለይ ኣርማ እዩ።

ኣብ ኢቴጴያ ዝተፈላላዊ ምንግሥታውን ዘይምንግሥተውም ተካላት ዘለዉን ተኾኑ እዞም ቲካላት እዜዮም ናይ ባዕሎም ዝኾነ መለለይ ኣርማ ኣለዎ እዝ ኣብቲ ምስልን ርእዮ ዘለና መለለይ ኣርማውን ናይ ትካል ግልጋሉት ፖስታ ኢትኦጵያ እዩ።

መጋይጽታት ብዙኃት ኣይነት እንተኾኑ እዞም መጋየፅ እዚኦም ኣብ ከሳድ፣ ኣብ እዝኒ፣ ኣብ ኢድን ዝተፈላለዩ ናይ ሰብነት ከፋልላን እንገብሮም ኣይት መጋይጽ እንተኾኑ ፤እዞም መጋይጽታት በዝኦም ካብ ስተፈላለዩ ነገራት ዝሱርሑ እዮም።

ሓበሬታ ንወድ ሰብ ኣድላይ ካብዝባሃሉ መሰረታዊ ነገራት ሓደ እዩ። እዚ መሰረታዊ ነገር እዚ ዘመሐላልፍልና ሰባት ካዓ ኣለዉ። እዚ ኣብቲ ምስሊ ትሪእዎ ዘለኩም ሰብ ካብ ኣዞም ሐበሬታ ዘመሐላልፍልና ሐደ እዩ። ብኸመይ መንገዲ መረዳእታ ከሕልፈልና ይኽእል?

ኣብ ዓድና ብዙሓት ባህላዉን ዘመናዉን ዓይነታት መስተ ኣለዉ። ካብዞም ዓይነታት መስተ እዚኦም እዚ ኣብቲ ምስሊ እትርእይዎ ዘለኹም ሓደ እዩ። ኣብቲ ምስሊ እትርእይዎ ዘለኹም ዓይነት መስተ እንታይ ዓይነት መስተ እዩ?

ኣብ ኢትዮጵያ ብዙኃት ብሔረብሔረሰባት ዝደከቡ እንተኾኑ ካውፂኦም ሓደ ብሒይረ ሰብ ሃመር እዩ ሃመር ናይ ብዕሎም ዝኾነ ባህሊ ናይ ብዕሎም ዝኾነ ናይ ጨጕሩ ሠራርኀ ዘለዎም እንተኾኑ እዙ ኣብቱምስር ን ርእዮ ዝለና ዓይነት ናይ ጸጕሩ ሠራርኃ ኣብ ማሓበረ ሰብ ሃመር ዝዝውተር እዩ::

አብ መዓልታዊ ናብራና እንጥቀመሉ አብ ዕዳጋለ ብአብዝሓ ዝርከብ እዚ ቀፂልኩም አብቲ ምስሊ እትሪኢዎ ዘለኹም ናይ ገዛ አቅሓ እንታይ እናተብሃለ ይፅዋዕ? ግልጋሎቱ ኸ እንታይ እዩ?

ኽዳውንቲ ባህላውን ዘመናዊ ብመባል ኣብ ክልተ ይምቀሉ ኣብተ ምስል ንርእዮ ዘለና ዘመናዊ ኽዳን ፃዕዳን ጸሊምን ሕብሪ ዘለዎ ንትኻውን ኣብብዙኃት ኽባቢታት ንኽደኖ ኣይነት ኽዳን እዩ::

ኣብ ስተፈላለይ እዋናት ጉዳያትን ከምውን ውረያትን መዓሪጎምን ጸቢቖምን ንኸርዮ ካብ ዝገብሩ ነገራት ሓደ መጋልጽ እዩ ኣብቲምስን ድዮ ዘለና ስተፈላላይ ኣይነት መጋል ጽታት ንጥቀም እንተኻውን ካብዚኦም ሓደ ኣምበባ ከምውን ዕምበባ ናኦም ምጠሎ ጠረቢጻታት ዝኣመሰዱ እዮም::

አብ ከባቢና ቡዙሓት ሓፈሻዊ መሸጢን መዐደጊን ሸቀጣ ሸቀጣት አለው፡፡ እዚ አብቲ ምሰሊ እንሪኦ ዘለና መሸጢን መዐደጊን ሸቀጣ ሸቀጥ እንታይ ዓይነት ምህርቲ እዩ ዝሕዝ?

ደቂ ሰባት ንሃይማነቶምን ንባህሎምን መግለፂ ካብ ዝጥቀምሉ ዝተፈላለዩ ዓይነት መግለፂታት ኣለዉ፡፡ እዚ ቀፂልና ኣብ እቲ ምስሊ ንሪኦ ዘለና መጋየፂ ነየናይ ዓዲ ይውክል ፡፡

ኣብ ዓድና ዝተፈላለየ ዓይነት ኣሰራረሓ ገዛውቲ ኣለዉ፡፡ ካብዞም ኣሰራርሓ ጋዛውቲ ሓደ እቲ ኣብቲ ምስሊ እንሪኦ ዘለና ኣሰራርሓ ገዛውቲ እዩ፡፡ እዚ ኣብቲ ምስሊ እንሪኦ ዘለና ኣሰራርሓ ገዛ እንታይ ዓይነት ኣሰራርሓ ገዛ ይመስለኩም?

እዞም አብ ምስሊ እንሪኦም ዘለና ሰለስተ ናይ ሓደ ስድራ ቤት አባላት ዝኮኑ እንትኮኑ፤ አብ ዝተፈላለየ ናይ ስራሕ ቦታ ዊዒሎም ገዝኦም እንትምለሱ እንትኾን፤ አበየናይ ከባቢ ኸ ይርከቡ? አብ ትግራይ ዝተፈላለዩ ዓይነት ናይ መሬት አቀማምጣታታት አለው፡፡ እዚ አብቲ ምስሊ እንሪኦ ዘለና አሰራርሓ ገዛውቲ አበየናይ ዓይነት ናይ መሬት አቀማምጣ ዝተሰርሐ ይመስለኩም?

መሰረተ ልምዓት ንወድ ሰብ ብፈላይውን ኣካለጕድ ኣድላይን ኣገዳሰንካው ዝብሃሉ ነገራት ሓደዩ ።ኣብቲ ምስል ንድርዮ ዘለና ሰብ መሠረተ ልምኣት ኣብዘይ ተመሻ ተወሉ ኸዋቢ ዝነብር ዓይነት ሰብ እዩ።

ኣብ ዓለምና ዝተፈላለዩ ናይ ሓበሬታ መርከቢ መንገዲታት ኣለው። ካብዞም ሓበሬታ እንረክበሎም እንክእል መንገድታት ኣብዚ ምስሊ እዙይ እንታይ ዓይነት ሓበሬታ መርከቢ መንገዲ ኢና ንርኢ ዘለና?

ኣብ ዝኻ እዝ እዋን ኽዳውንቲ ብዘመናዊን ብብህላዊ መልክዑ ለሠልሖ እንተኾኑ ኣብቲ ምስልን ርእዮም ዘለና ኽዳውንቲ ኸዓ ብዘመናዊ መልክዑ ተዳልዮም ናውዕዳጋ ዝቓረቡ ኽዳውንቲ እዮም እዞም ክዳውንቲ እዚዮም ዝስተፈላለይ ኅብሩ ዘለዎም እንተኾና ኣብ እስተፈላለይ ቦታን እዋንን ምኽዳኖም ንኽሊኢና።

ኣብ ዓለምና ብዙሓት ሕብሪን ቅርፅን ዘለዎም ተኽሊታት ኣለው። ካብዞም ብዙሓት ቅርፅን ሕብሪን ካብ ዘለዎም ተኽልታት ሓደ ኣብቲ ምስሊ እንሪኦ ዘለና ተኽሊ እዩ። እዚ ተኽሊ እዚ ዝበቁለሉ ከባቢ እንታይ ዓይነት ከባቢ እዩ ?

ሓደሽትን ዘገልገሉን ምህርትታት ናብ ዕዳጋ ይውዕሉ ኣብቲ ምስሊ እንሪኦ ዘለና ዘገልገለ ኣቕሓ እንታይ ብምባል ይፅዋዕ? ብኽንደይ ዝኣክል ቅርሺ ኸ ክንረኽቦ ንኽእል?

ወዲ ሰብ ካብ ቦታ ናብ ቦታ ንምጕዕዓዝ ካብ ዝጥቀመሎም ነገራት ሓደ ኣሽከርካር ን ተኻወ ተሽከርካሪ ወዲ ሰብ ጥራሕ ለይኾነስ ብዙኃት ኣይነት ኣቕሑታት ንምጽዓንን ካብ ቦታ ናብ ቦታ ንምንቅስቓስን የሕግዘና።

ኣብ መዓልታዊ ናብራና ኩሉ ግዜ ኣብ ገዛና ዘይሰኣንን ኣብ መዓልቲ ናብራን ንጥቀመሉ ዓይነት ናይ ገዛ ኣቕሓ እዩ፡፡ እዚ ኣብቲ ምስሊ ትሪእዎ ዘለኹም ናይ ገዛ ኣቕሓ እንታይ ዓይነት ግልጋሎት ይህብ?

ኣብ ዓድና ብበህላዊኹም ብዘመናዊ መልከ ካብ ዝሠርሑ ዓሠራርሕ ገዛዊተሓደ እንትኸውን እዙይ ኣብቶምስልንርእዮ ዘለና ዓሠርሕ ኣገዛ መብዛሕትዩ ጊዜ ኣብ ከተማታት ዝሠራሕ ዓይነት አሠራሕ ገዛዩ እዙይ ገዛን ምስ ራሕ ብዙኃት ኣይነት ነገራትውን ጥቀሚኢና::

ኣብ ኣቤት ዘመናዊ እዳጋ ይኹን ኣብ ባህላዊ እዳጋ ካብ ንራኾም ውፂት ናይ ፋብሪካ ልኾኑ ሓደ እዙይ ትሪይወዘለኹም ፈሳሰ ሳሙና ዩ ፈሳሰ ዛሙና ንምሕጸቢ ኣቝሑት ምሕሰቢ ኽዳንቲ ከምውን ንመጽረይገዛ ነጥቀመሉ ኢና።

ከም ዝፍለጥ አብ ዓድና ኢትጲያ ይኩን፣ አብ ዓድና ትግራይ ዝተፈላለዩ ዓይነት ገዳማት አለው፡፡ ካብ እዞም ገዳማት ሓደ እዚ አብ እዚ ምስሊ እትሪኢዎ ዘለኩም እዩ፡፡ እዚ አብ እዚ ምሰሊ እትሪኢዎ ዘለኩም ገዳም አበይ ይርከብ?

አብ ዉሽጢ ገዛና ካብ እንጥቀመሎም አቅሓታት ሓደ ዓራት እዩ። እዚ አብቲ ምስሊ እንሪኦ ዘለና ዓራት እንታይ ዓይነት ሕብሪ አለዎ? አብ ዉሽጢ ገዛና ከ ዝህበና ግልጋሎት እንታይ ዓይነት ግልጋሎት እዩ?

ኣብ ኢትዮጵያ ዝተፈላለዩ ዓይነት ስፖርት ዘለዉ እንትኾኑ ካብዞም ስፖርት ሓደ ዝኾነ ስፖርት ብሽክልታ እዩ ብሽክልታ ብፍላይኻ ኣብ ትግራይ ብዝበለፀ ዝፍለጥን ዝፍተውን ኣይነት ስፖርት እዩ።

ሰባት ካብ ዘመናዊ ሕክምና ብተወሳኺ ባህላዊ ሕክምናለ ከም ሓደ መማረፂ ጌሮም ይወስድዎ፡፡ እዚ ቀፂለና ኣብቲ ምስሊ ንሪኦ ዘለና ንባህላዊ ሕክምና ንጥቀመሉ ዓይነት ተኽሊ እንታይ ይባሃል?

ንዓዱን ንማሕበረሰቡን ተገዳሳይ ዝኾነ ወለዶ ንምፍጣር ሕጉስ ዝኾነ ስድራ ቤት ልዑል እጃም ኣለዎ፡፡ እዚ ኣፍቲ መስሊ ትሪእዎ ዘለኹም ስድራ ቤት ኸመይ ዓይነት ስድራ ቤት ይመስለኩም?

ካብዞም ዘመናዊ ዝበሃሉ ብቐሊሉ መረዳተን ኃበሬታ ካም ድረኅበሎም ማኅበራዊ ሚዲያት ትሓደ ዩ እዙ ኣብቲ ምስል ንድእዮ ዘለና ተሌግራም እናተብሃል ለጸዋዕ ማሓበራዊ ሚድያ ንኅብረት ሰብና ኣውዪ ዕጃም ኣለዎ።

መረዳእታን ኃበሬታ ብጽሑፍ መልክዕ ካብ ዝቐርበሎም ነገራ ሓደ መጽሓፍን ጋዜጣን እዩ። እዙ ኣብ ላዓለን ዜይወ ዝለና መጽሓፍን ጋዜጣን ኣብ ውስጡ ዝተፈላለዩ ኣይነት ኃበሬታ ዝኃዘ አዩ።

መለስ ዜይናዊ ኢቶጴያ ኸዘይ ናብ ዘለትሉ ሰላምን ኣቤትን ደረጃም ክትበጽሕ ኣው ዪግደ ኻብ ዝገበሩ መራህቲ ኢቶጴያ ሓድ እንቲኸውን ብዓለም ደለጃ ይኾኑ ብዓድና ዝተፈላለይ ኣይነት ሠራሕቲ ድሠርሐ ብሉጽ መራሕ እዩ።

ዝተፈላለዩ ኣልኮላውን ልስሉስን መስተን ዘለዉ እንተኾኑ ካብዞም መስጠታት ሓደ ኣብቲእቲ ምስልን ርእዮ ዘለና ዂል ዝበሃል መስተይ እዩ እዝ ኣብቲ ምስልን ርእዮ ዘለና ዂል ዝበሃል መስተ ናይ ማይ ኣይነት ሕብሪ ዘለዎ እንትኸውን ብኣብዝኃ ኣብ ማእኸላይ እድሜ ዘለዉ ሰባት ዝሰትይዎን ስፈትዎን እዩ::

ኢቶጴያ ዝተፈላለዩ ኣይነት ኃይማኑት እምነት ዘለዉ እንተኾኑ ኣብቲ ምስልን ድርእዮ ዘለና እምነት ናይ ኦርቶዶክስ እምነት እዩ ኣብዙይ ምስልን ከም ድርእዮ ዘለና ኣወሽቲ ጥዋፍ ኂዞም ውዳሰይን መዘመራን እናቝረቡ ይርከቡ።

ማሕበረሰብና ካብ ዘመናዊ ሕክምና ብተወሳኺ ባህላዊ ሕክምና ከም ሓደ ፍታሕ ገይሩ ይወስድ እዩ፡፡ እዚ ኣብቲ ምስሊ ንሪኣ ዘለና ንባህላዊ ሕክምና ዘገልግል እንታይ ይበሃል?

ዘመናዊ መሳርሕታት ኣብዘይ ተኣታተወሉ ግዜ ሰባት መሰረታዊ ድልየቶም ንምምላእ ባህላዊ ዝኾነ መንገዲ ወይ ድማ ሜላ ይጥቀሙ ነይሮም እዮም። እዚ አብቲ ምስሊ ትሪእይዎ ዘለኹም ሜላ እንታይ ዓይነት ሜላ እዩ?

ካብቶም ባህላዊ ዝባሃል ናይ ገዛ ኣቅሓ ዝምደብ እዩ። ከምእውን ኣብ መብዛሕቲኡ ገዛ ዝርከብ ዓይነት ናይ ገዛ ኣቀሓ እዩ። እዚ ኣብቲ ምስሊ ንርእዮ ዘለና ናይ ገዛ ኣቅሓ እንታይ ዓይነት ገልጋሎት እዩ ዝህበና ?

ንደቂ ሰባ ብዝምቹ መልክዑ ተሠሪሑ ብዘመናዊ መልክዕ ካብ ዝቐርብ ዓይነት ጫማ ዝኾነ እዝ ኣብቲምስሊንሪኦ ዘለና ጫማ ፃዕዳን፣ ጸሊምን ሕብሪ ዘለዎ እንትኸውን ናይ ኢቲዮጺያ ባንዲራ ኸዓ ኣብ ማእኸል ኣለዎ። እዚ ጫማ እዙይ ኣብ ዘመናዊ ናይ መእኸል ዕዳጋታት ይርክብ።

ማኅበረ ሰብና ዝተፈላለዩ ኣይነት ናይ ኣካዳድና ሥርዓት ዘለዉን እንተኸውል ኣብትምስሊን ርእዮም ዘለና ማሓበረ ሰበት ነብኣሎም ዝኾነ ባህሎምን ኃይማኖቶምን ዘንጸዋርቕ ኣይነት ኣካዳድና እዮምተኸዲኖም ዘለዉ::

ኣብ ዓለምና ይኾነ ኣብ ዓድና ብዙኃት ኣይነት እንሣ ዘገ ዳማትን እንሣዘቤይታትን ኣለዉ ።ካውዞም እንሳዘገዳማት ሓደ ዝኾነ ኣብቲ ምስሊ ኑረወ ዘለና ሓርማዙዩ ሓርማስ ብሰብነት ኽብደቶም ኣብ ቤይቲ ኻው ዝባሉ ምንሳ ዘገዳማት ሓደ እንትኸውን ስኑለ ኣብ በዳጋ ብኽባር ዋጓ ሽየጥ እ።

ኣብ ትግራይና ካብ ዝርከቡ ፍሉጣት ደረፍትታት ሓንቲ እያ፡፡ ባህሊ ዓዳን ቋንቋኣን ኣብ ምልላይ ዓብይ እጃም ኣለዋ፡፡ እዛ ደራፊት እዚኣ መን እያ?